ስራሕ ማለት ናይ ወድሰብ መነባብሮ መተሓዳደሪ ኾይኑ ንኣብነት ናይ ጉልበት ስራሕ ክኾን ይኽእል ደ።፣ናይ መንግስቲ ስራሕ ከኾን ይኽእል። መንግስታዊ ስራሕ ተቆፂርካ ትሰርሐሉ እዩ።

መዛነኛ ቦታ፡- መዛናኛ ቦታ ማለት ፍሉይ መዛናጊዒን ስነ ኣእሞራዊ መሐደስ እዩ፡፡ ከም ሙዝየም መናፈሻ ምጥቃስ ይካኣል፡፡

መስረታዊ ግልጋሎት ፣ መስረታዊ ግልጋሎት ኽንብል ከለና ንኣብነት ቤት ትሞህርቲ ሰባት ብምምሃሮሞ ናይ ስነ ኣእምራዊ ለውጢ ዘምፅእሉ እዩ። ጥዕና ጣብዩ ጣብያ ማለት ሕሙማት ዝግልገልሉ እዩ።

ተፈጥሮን ከባቢን፡- ተፈጥሮን ከባቢን ክንብል ከለና ዝተፈላለዩ ተፈጥሮታት ኣለዉ እዮም፡፡ ንኣብነት ከም ከውሒ፣ ከበሳ ፣ ደጉዓን ሜዳታትን ዝኣምሰሉ እዮም፡፡

ናይ ገዛን ናይ በረኻን እንስሳ ማለት ናይ ገዛ እንስሳ ማለት ኣድጊ፣ ኣድጊ ንፅዕነት ይጠቅመና ናይ በረኻ እንስሳ እንተሊና ደምኒ ከም ዝብኢ ካብ ሃንደበታዊ ሕማም ንምክልኻል ይጠቅመና።

ባህላዊ ሕክምና ፦ባህላዊ ሕክምና ክንብል ከለና ቀዳሞት ወለድና ዝጥምሎም ዝተፈላለዩ ቆፅላመፅልን ፍረታትን እዮም። ንአብነት ከም ሎሚን ባይታ። ሎሚን ባይታ ኸብድና እንሓሚምና ሕይኽና ንሱ ብምሕያኽ ንድሕን።